ዜና ኣውታር ክበሃል ከሎ ወቕታዊ ጉዳያት ወይ ዛዕባታት ዝቐርብሉ እንትኾን ብዝተፈላለዩ ጋዜጠኛታት ዝቐርብን እዩ፡፡ ኣብነት እቲ ዜና ብዛዕባ ምክልኻል ሕማማት ፣ መማሓላለፊ እቲ ሕማም እውን ክኸውን ይኽእል፡፡

ናይ ገዛን ናይ ቢሮ ኣቑሑ ክበሃል ከሎ ናይ ገዛ ኣቑሑ ማለት ኣብ ገዛ ዘገልግሉ ኣቑሑ ወይ ድማ ኣብ ገዛ እንጥቀመሎም ኣቁሑ እንትኾኑ ኣብነት ማንካ ፣ብረድስቲ ፣በራድ ክኾኑ ይኽእሉ። ናይ ቢሮ ኣቁሑ ግን ኣብ ቢሮ ዘገልግሉ ኣቑሑ እንትኾኑ ንኣብነት ወንበር፣ ጠረጴዛ ፣ወራቃቅቲ፣ ቢሮታት ዝኣመሳሰሉ እዮም ።

ትምህርቲ ማለት ፍለጠት እንቐስሙሉ ወይ ድማ ፍልጠት እንረኽበሉ ቦታ ብሰይነሳዊ ዝተደገፈ ካብ ድሑር ዝኾነ ኣታሓሳስባ ዘግልል ዓይነት ቦታ ኾይኑ ዝተፈላለዩ ዓይነት ትምህርቲ እውን ዝርከበሉ ቦታ እዩ፡፡

መዝናነዪ ቦታ ደቂ ሰባት ሓንጎሎም፣ ስምዒቶም ንምሕዳሰ ዝጥቀምሉ ቦታ እንትኸዉን ብዝተፋላለየ ኣብነት ክርከብ ይከኣል እዩ። ኣብነት ግድን ገዛ ኣይኮነን ልምሉም ሳዕሪ ኣብ ዘለዎን ንፁህ ኣብ ዝኾነ ኣየር ኣብ ዘለዎ ቦታ ከይዶም ስምዒቶም ከሕድሱ ይኽእሉ::

ኣርማ ማለት ምልክት ሓደ ነገር ዝገልፀልና እንትኸውን ኣብነት ንፉዕ ሓረስታይ እንተወሲድና ሓረስታይ ልዑል ምህርቲ ወይ ልዑል እቶት ንኸእቱ ዝለዓለ ውፅኢት ወይ ድማ ፃዓርዓር የድልዩ። ስለዚ ኣርማ ሓረስታይ ብዝተፈላለዩ ይግለፅ።

ሙዚቃ ማለት ብዜማን ብግጥምን ተዓጂቡ ክኸይድ ዝኽእል ወይድማ ብዝተፈላለዩ መሳርሕታት ክዕጀብ ዝኽእልን ዓይነት ጥበበ ኮይኑ እዞም መሳርሕታት ድማ ዝተፈላለዩ ክኾኑ ይኽእሉ። ንኣብነት ባህላዊ መሳርሕታት ሙዚቃ ክኾኑ ይኽእሉ፣ ዘመናዊ መሳርሕታት ሙዚቃ ዉን ክኾኑ ይኽእሉ።

እፅዋት ወይ ተክለታት ብተፈጥሮ ዝርከብ ሃፍቲ ኮይኑ ንእስታትን ንደቂ ሰባትን ዓብይ ጥቅሚ ዘለዎም እዮም። ንኣብነት እፀዋት ዝብሃሉ ሓደ ቡና ተጠቂስና ቡና ኣብ ኢትዮጲያ ካብ ዙወቅሉ ተክልታት ሓደ ኮይኑ ንዝተፋላለዩ ነገራት ይጠቅም።

ሙዚቓ ማለት ብዜማን ብግጥንምን ተዓጂቡ ዝኸይድ ወይ ድማ ዝተፍፈላለዩ መሳርሕታት ሙዚቓ ዝዕጀብ ዓይነት ጥበብ ኮይኑ እዚ ድማ ብባህላውን ዘመናውን ሙዚቓ ክከውን ይኽእል ብዝጥቀሞ ዓይነት መሳርሒ ውን ክፈላለ ይኽእል ማለት እዩ።

ማሽናት ማለት ብዝተፈላለዩ ዝማዕበሉን ብቴክኖሎጂታት ዝተደገፈን ብሳይንሳዉ ዝኾነ ነገር ዝተደገፈን መሳሪሒታት ዝተሰርሑ ኮይኖም ከም ኣብነት ንምጥቃስ ፍርጅ። ፍርጅ ዝተፈላለዩ ምግብታት ንምዝሓልን ዝተፈላለዩ ምግብታት ከይተባለሸው ንምፅናሕን ዝጠቅም መሳሪሒ እዩ።

ስፖርት ማለት ምንቅስቃስ እንትከዉን ጥዕናና ንምሕላው ዝጠቅም እዩ:: ካብቶ ዓይነታት ስፖርት ሓደ ጉያ እንተልዒልና ጉያ ዝተሓለወ ወይ ድማ ሕልው ዝኮነ ቅርፂ ንክህልወና ይገብር ።

ፋሽን ማለት በቢግዚኡ ዝቅየር ቅዲ ኾይኑ ዘመናውነት ዘመልክት ማለት እዩ። ዝተፈላለዩ ኣብነት ፋሽን ክህልዉ ይክእሉ ።ንኣብነት ናይ ኣተሓሳስባ ፋሽን ኣሎ። ካብ ዱሑር ኣተሓሳስባ ናብ ዝለዓለ ወይ ዘመናውነት ኣተሓሳስባ ክትመጽስእ ተለኻ ናይ ኣተሓሳስባ ፋሽን ክበሃል ይከኣል።

ትራንስፖርትን ተሽከርከርትን ኣብነት መርከብ እንተልዒልና መርከብ ዝተፈላለዩ ሰባትን ብፍላይ ኣቑሑታትን ካብ ሓደ ዓዲ ናብ ካሊእ ሃገር ንንግዲ ካብ ዝጠቕሙ ተሽከርከርቲ ሓደ እንትኸውን ውን ብባሓሪ ካብ ዝከዱ ተሽከርከርቲ ሓደ እዩ።

ሕብረተሰብን ስድራን -ስድራ ክፋል ሕብረተሰብ ኮይኑ ኣባላት ስደራ ድማ ኣብ ስድራ ይጠቃለሉ። ኣባላት ስደራ እንብሎም አቦ፣ ኣዶ፣ ሓው፣ ሓፍቲን ዝኣመሳሰሉ እዮም። እዞም ኣባላት ስድራ ድማ ንስደረኦም ኮነ ንቤተሰቦም ዝተፈላለዩ ኣስተዋፅኦ ይህቡ።

ቤት ምግብን መስተን ክባሃል ከሎ ምግብታትን መስተታትን ዝቐርበሉ ቦታ እንትኸውን ንዝተፈላለዩ ዓይነታት ክህልዎ ይኽእል። ንኣብነት ምግቢ ፀብሒ ደርሆ ተልዒልና ፣ ካብ መስተ ድማ ቡና ክነልዕል ንኽእል ቡና ብዝተፈላለየ መንገዲ ንሰባት መነቓቕሒ ተባሂሉ ይቐርብ ።

ጥበብ ማለት ካብ ሓደ ካብ ናይ ሓደ ሰብ መነባብሮ ዝመሃዝ ወይ ድማ ክመሃዝ ዝኽእል ብልሓት እንትኾን ባህሊ ድማ መግለፂ ወይ መንነት ሓንቲ ሓደ ሕ/ሰብ እዩ፡፡ ንኣብነት ካብ ጥበብን ባህልን ንብሎ ሓወልቲ ኣኽሱም እንተልዕልና እዚ ሓወልቲ ኣኽሱም ናይ ኣኽሱም መለለዩ እዩ፡፡

ጫማ ብዝተፈላለየ አብነት ክረክብ ይክእል። ንአብነት ነፀላ ጫማ እንተኢልና መብዛሕትኡ ግዘ አብ ገዛ ዝግበርን አብ እዋን ሙቀት ክግበር ዝክእልን ዓይነት ጫማ እዩ። ናይ ቆርበት ጫማ እንተኢልና ድማ ንደገ መውፅኢ ወይ አብ እዋን ቁሪ ክግበር ዝክእል ጫማ እዩ።

መፅሓፈትን ጋዜጣን ክበሃል ከሎ መፅሓፍ ብብዝሓት ቃላት ብዙሕ ሓሳብ ዝገልፀሉ ክኾን ከሎ፣ ጋዜጣ ድማ ዝተፈላለዩ ሓደሽቲ ሓበሬታት ክኾን ይኽእል፣ ፅሑፋት ክኾን ይኽእል እንትረክበሉ ጋዜጣ ይበሃል። ካብ መፅሓፍ ኣብነት ልበ ወለዳት እውን ክኾን ይኽእል።

ፀጉሪ ማለት ኣብ ደቂ ኣንስትዮ ዝለዓለ መልክዕ ከም መልክዕ ዝሕሰብ ኮይኑ፤ ንኣብነት፦ ብዝተፈላለዩ መልክዕ ክቀርብ ይኽእል እዩ። ካብ ቁኖ እንተይልና ጋመ ክኾውን ይኽእል፣ ኣልባሶ ክኾን ይኽእል ዝተፈላላየ ቁኖ ይጥቀሱ።

ገዛን መንበርን ክበሃል ከሉ ደቂ ሰባት ከብቶም መሰረታዊ ድልየታት ዝበሃሉ ሓደ እንትኸዉን ደቂ ሰባት ንመንበሪ ዝጥቀምሉ እዩ፡፡ ንኣብነት ደቂ ሰባት ኣብ ስራሕ ዉዒሎም፣ ኣብ ትምህርቲ ዉዒሎም፣ ዝዕርፍሉ፣ ዝድቅስሉ ክከዉን ይክእል፡፡ ብዝተፈላለዩ መልክዑ ክርከብ ይኸእል፡፡

ትራኒስፖርትን ተሽከርከርትን ማለት ሰባት ወይ ኣቁሑት ን ምጓዓዝ ዝጠቅሙ ኮይኖሞ ኣብነት ባቡር ባቡር መንገዲ ሃዲድ ትጓዓዝ ኮይና ዝተፋላለዩ ኣቁሕትን ሰባትን ነዊሕ ርሕቀት ክተጓዕዝ ትክእልን ሰባት ብሉዑል ግሉሱ ዝውፅዎ ዝነበሩ ደካምን ትቅንሰ ዝኮነት ተሽከርካርት እያ፡፡

መፋላጢ ማለት ዝኾነ ነገር ወይ ካዓ ኣቕሓ እተፋልጠሉ ወይ ናብ ህዝቢ ግልፂ እተውፀአሉ ከይዲ እትኸውን እዚ ድማ ብደቀቅቲ ነገራት እዉን ኣይኮነን ብዓበይቲ ነገራት ሕክምና ዘፋልጠሉ ክኸውን ይኽእል። እዚ ድማ ብመራኸቢ ሓፋሻት ክኸውን ይኽልእ።

ጉዕዞን ቱሪዝምን እንትንርኢ እንተለና ስደት ኣብነት ስደት ማለት ካብ ዝተፈላለዩ ዓዲ ክኾን ይኽእል ዝተፈላለዩ ስራሕ ንምፍፃም ዝገብርዎ ምንቅስቓስ እዩ። ካብ ዓዶም ጉዕዞ ድማ ዝተፈላለዩ ስራሕቲ ክኾን ይኽእል ዝገብርዎ ጉዕዞ ስደት ይብሃል።'

ምግብታት ዝተፈላለዩ ዓይነት ክሕዙ ይኽእሉ ንኣብነት ናብ ርሑቅ ከይከድና ኣብ ኣኽሱም ዝፍለጥ ዓይነት ምግቢ ሕልበት እኒአ ሕልበት ኣብ እዋን ህዳር ፅዮን ዝግበር እንትከውን ብዝተፈላለየ ጋሻታት ካብ ካሊእ ዓዲ ዝመፁ ክኩስሙ ይኽእሉ።

ናይ ገዛ ኣቑሑ ማለት ኣብ ገዛ ዝርከቡ ኣቑሑ ኮይኖም ዝተፈላለዩ ነገራት ንኽንጥቀመሎም ይሕግዙና፡፡ ንኣብነት ፃሕሊ እንተይልና ፃሕሊ ካብ ሸኽላ ተሰሪሑ ዝተፈላለዩ ዓይነታት ፀብሒ ንምስራሕ እውን ዘግልግል ዓይነት ገዛ ኣቑሑ እዩ፡፡

ኣትክልትን ኣሕምልትን ንወዲ ሰብ ጥዕና ይኩን ንከባቢ ዝለዓለ ጥቅሚ ዘለዎም እዮም። ንወዲ ሰብ ጥዕና ክንብል ከለና ሕማም ተከላከልቲ እዮም ንከባቢ ክንብል እንተኢልና ድማ ንፁህ ዝኮነ ኦክስጀን ክስሕቡ ይክእሉ። ሕዚ ኣብነት ሰላጣ፣ ቆስጣ ክንጠቅስ ንክእል።

ኣብነት ትራንስፖርትን ተሽከርከርቲ ባቡር እንተኣልዒልና ባቡር ንመንገዲ ሃዲድ እትጉዓዝ እንትከውን ዝተፈላለዩ ንግዲ ዝጠቅሙ ሸቀጣትን ኣቁሑታትን ክተጉዓዕዘልና ትክእል፣ ሳባት እውን ንነዊሕ ርሕቀት ካብ ዝጉዓዙ ቀሊል መንገዲ ምጥቃም ይከኣል እዩ።

ጥበብን በህልን ማለት ጥበብ ማለት ኣብ መናባብሮ ሓደ ሕ/ሰብ ዝማሃዝ ሙሁዞ ወይ ድማ ብልሓት እንትኸውን ባህሊ ድማ መግለፅ ወይ መንነት ሓደ ሕ/ሰብ ወይ ሓደ ሃገር ኮይኑ ከግልግል ይኽእል። ንኣብነት ሓወልቲ ኣክሱም እንተይልና ንኣክሱም መለለይት ኾይና ከተገልግል ትኽእል።

ሕጊ ኣክበርቲ ክበሃል እንተሎ ሕጊ ብደንብን ብስርዓት ተገዛኢ ክኮን እንተሎ ምኳን ማለት እዩ። ሕጊ ኣክርቲ ንኣብነት፦ ፖሊስ ፥ዓቃቢ ሕጊ ክከውን ይክእል ንባዕሎም ብካሊእ ሕ/ሰብ ወይ ብካሊእ ህዝቢ ክክበር ዝገብሩ ዘለው ።

ኣርቴክቸርን ህንፃ ስራሕን ክንብል እንተለና ንሓደ ነገር ወይ ንሓደ ህንፃ ቅድሚ ምስራሑ ነውፀኦ ቅዲ እንትኸውን ብዝተፈላለዩ ቅድታት ክኾን ይኽእል ብዝበለፁ ቅድታት ምልኩዓት ብዝኾኑ ክስራሕን ብጥበብ ክወፅእን ዝኽእል ነገር እዩ።

ፅሕፈት መሳሪሒ ማለት ዝተፈላለዩ ብፅሕፈት ዝተፈላለየ ጠቅሚ ዘለዎም እዮም። ነኣብነት፣ ቢሮ ካብቶም ፅሕፈት መሳሪሒታት ሓደ ስለዝኮነ ካብ እንጥቀመሎም ዝተፈላለዩ ሕብሪታት ከረክብ ይክእል።

ሙዚቃ ደቂ ሰባት ኣእምሮኦም ስምዒቶምን ሓሳቦምን ንምሕዳስ ዝስምዕዎ ዓይነት እንትከውን ብዝተፈላለዩ መሳርሕታት ሙዚቃ ክዕጀብ ይክእል እዩ። ጭራዋጣ፣ ክራር፣ ከበሮ፣ ሻንበቆ፣ እንብልታ ክከውን ይክእል ዝኣመሰሰሉን እዩ።

መጋየፂ ማለት ሓደ ነገር ዝላዓለ መልክዕ ክህልዎ ወይድማ ካብቲ ዝነበሮ መልክዕ ብሉፅ ደረጃ ንኽርከብ ዝገብር እንትኸውን ብዝተፈላለዩ ክርከብ ንኽእል፡፡ ንኣብነት ብሪ እንተይልና ብሪ ከም ናይ ክሳድ፣ ናይእዝኒ ፣ኩትሻ፣ ናይ ግንባር ኮይኑ ክስራሕ ይኽእል፡፡

ትምህርቲ ብሳይንሳዊ ዝተደገፈን ካብ ድሑር ኣታሓሳስባ ዘናግፍን ዓይነት ቦታ እንትኸውን እዚ ውን ዝተፈላለዩ ፍልጠታት ንጭብጠሉን ዓሙቕ ፍልጠት ንቐስመሉን ቦታ ውን እዩ። እዚ ዝተፈላለዩ ዓይነታት ትምህርቲ ክንረኽበሉ ንኽእል።

ፋሽን ማለት በቢግዚኡ ዝቀያየር ወይ ድማ ከከም ግዚኡ ዝለዋወጥ ዓይነት ቅዲ ኮይኑ፣ እዚ ድማ ብዝተፈላለዩ ኣብነት ክርከብ ይክል እዩ። ንኣብነት ናይ ኽዳን ፋሽን ኽከውን ይኽእል፣ ናይ ጫማ ንኣብነት ናይ ጫማ ፋሽን እንተይልና ካብ ገግዚኡ ዝቀያየር ክኸውን ይክእል።

ናይ ገዛን በረካን እንስሳት ክንብል ከለና ኣብነት ደርሆ እንተይልና ደርሆ ካብቶም ናይ ገዛ እንስሳት ሓንቲ እያ፡፡ ዝተፈላለዩ ጥቅምታት እውን ኣለዋ፡፡ እንቁላሊሕ ብምውዳቅ ባዕሉ እውን ንስጋ ክኮን ይክእል፡፡ ናይ በረካ እንስሳ እውን ዝተፈላለዩ ጥቅምታት ኣለዉዎም፡፡ ሃፍቲ ሃገር ይክእል፡፡ ኣብነት ዋልያ፣ ጭላዳ ህበይ ክኮውን ይክእል እዩ፡፡

ባህላዊ ሕክምና ማለት ብናይ ከባቢያዊ ፍልጠት ወይድማ ናይ ከባቢያዊ ልምዲ ዝካየድ ሕክምና እንትከውን ኣብቲ ከባቢ ዝርከቡ ተክልታት እውን ክህልው ይክእሉ እዮም፡፡ ኣብነት ጨነኣዳም ክኸውን ይክእል፣ ደመካሴ፣ ኣወል እዚኦም ካብ ዝተፈላለዩ ምችን ሕማማትን ክፍውሱ ዝክእሉ እዮም፡፡

ናይ ገዛን በረኻን እንስሳት ናይ ገዛን በረኻን እንስሳት ዝበሃሉ ናይ ገዛ እንስሳት ማለት ምስ ሰብ ዝተላመዱ ዝነብሩ እንስሳት እንትኮኑ ንአብነት ደርሆ፣ ደርሆ ካብቶም እንቁላሊሕ መውደቂት ሓንቲ እንትኸውን ንዝተፈላለየ ረብሓ እውን ክትጠቅም ትክእል፡፡ ናይ በረካ እንስሳት ግን ምስ ሰብ ተላሚዶም ዘይነብሩን ግን ንዝተፈላለዩ ቱሪዝም ጥቅሚ ከገልግሉ ዝክእሉን እዮም፡፡

ኤሌክትሮኒክስ ማለት ብናይ ቴክኖሎጃዊ ዉፅኢት ዝማዕበለ እንትከውን ንኣብነት ፦መሕፀቢ ክዳን እንተይልና ክዳን ኣብ ብዙሕ ሳዓታት ወይ ድማ ብዙሕ ጉልበት ኣውፂኢና ንሓፅቦ ዝነበርና ብማሽን ወይ መሕፅቢ ክዳን ተጠቂምና ዝለዓለ ውፅኢት ክንረክብ ንክእል።

ሃይማኖት ክበሃል እንተሎ ደቂ ሰባት ወይ ዝኽዕኑ ማሕበረሰብ ካብ ልቦም ተቐቢሎም ዝኣምንሉ ወይ ድማ ዝሰብክሉ እምነት እንትኸውን ፤ብዙሕ ዓይነታት እምነት እውን ክርከብ ይክእል እዩ። ንኣብነት፦ ሃይማኖት ክርስትና፣ እስልምና ፣ቡዲሂዝም እና ህንዲሂዝም

ሕብረተሰብን ስድራን ክበሃል ከሎ ስድራ ክፋል ሕብረተሰብ እንትኾኑ ወይ ድማ ስድራ ተኣኪቦም ሕብረተሰብ ይፈጥሩ ።እዞም ስድራ ኣባላት ክህልዎም ይኽእል ።ንኣብነት ኣቦ፣ ኣዶ፣ ሓዉ ፣ሓፍቲ ፣እዞም ኣባላት ስድራ ንስድርኦም ዝተፈላለዩ ነገራት ፅቡቅ ነገራት ክገብሩ ይኽእሉ።

ሕብርተሰብን ስድራን ክባሃል ከሎ ስድራ ክፋል ሕብርተሰብ ኮይኖሞወይ ዶሞ ዝተፈላለዩ እካብ ስድራ ሕብርተሰብ ይፈጥሩ። ካብኡ ስድራ ድማ ኣባላት ኣለዉዎ። ኒሳቶሞ አዉን ኣቦ፣ ኣዶ፣ ሓዉ፣ ሓፍት ክኾኑ ይኽእሉ።

መሰረታዊ ግልጋሎት ማለት ደቂ ሰባት ኣብ ሂወቶም መሰረታዊ ዝኮነ ጥቅሚ ዝህቦም እንትከውን ንኣብነት ናይ ማይ ግልጋሎት እንተልና ማይ ብጣዓሚ ቡዝሕ ጥቅም ዘለዎን ዝተፋላለዩን ነገራት ክጠቅም ዝክእልን ኣብነት መሰረት ግልጋሎት እዩ።

ማሕበራዊ ሚድያ ማለት ዝተፈላለዩ ሓበሬታታት ክትረክበሎም ትኽእል፤ ዝተፈላለዩ ቪድዮታት ክትሪአሎም ትክእል ኮይኖም ። ንኣብነት ቲክቶክ ተይልና ቲክቶክ ዝተፈላለዩ ቪድዮታት፣ ሓደሽቲ ነገራት፣ ሓደሽቲ ሓበሬታታት፣ ክትረክበሉ ትክእልን ምስ ዝተፈላለዩ ነገራት ክትራኸበሉ ትኽእልን እዩ።

ምግብታት ብዙሕ ዓይነት ምግብታት እንትህልው ዝተፈላለዩ ኣብነት ውን ክንህልዎም ውን ንኽእል፡፡ ንኣብነት ፀብሒ ደርሆ እንተይልና እዚ ዓይነት ደርሆ ኾይኑ ብዝተፈላለዩ ነገራት ክቕረብ ይኽእል ዓይነት ምግቢ ውን እዩ፡፡

ሕብረተሰብን ስድራን ማለት ሕብረተሰብ ክፋል ሓደ ሃገር ወይ ድማ ሓደ ዓዲ እንትከውን ስድራ ድማ ናይ ክፋል ሕብረተሰብ እዮም። ምክንያቱ ብዙሓት ስድራ ተኣኪቦም ሕብረተሰብ ስለዝፈጥሩ። ኣባላት ስድራ ዝበሃሉ ኣቦ ፣ኣዶ፣ ሓው ፣ሓፍቲን ከጠቃልሉ ይኽእሉ።

መጋየፂ ማለት ንዝኾነ ነገር ልዑል መልክዕ ክህልዎ ወይድማ ካብቲ ዝነበሮ መልክዕስ ብዝበለፀ መንገዲ ክርአ ዝገብር እንትኸውን ንኣብነት ወርቂ እንተልዒልና ወርቂ ዝኸበረን ግን ድማ ኣዴታትና ወይ ደቂ ኣንስትዮ ንመልክዕ ዝጥቀማሉ ዓይነት እዩ፡፡

ዜና ኣውትር ክበሃል እንቶሎ ዝተፈላለዩ ሓበሬታት ወይ ድማ ወቅታዊ ዝኮኑ ጉዳያት ዝመሓላለፈሉ ብዝተፈላለዩ መራከቢ ሓፋሽ ክኾን ይኸእል እዩ። ብዝተፈላለዩ ሚድያ እውን ክኾን ይኸእል እዚ ድማ ብዝተፈላለዩ ጋዜጠኛታት ክቐርብ ይኸእል።

ምግብታት ከከም ዓዱ ዝተፈላለዩ ምግብታት ክህልው ይኽእል። ንኣብነት ናብ ርሑቕ ኸይከድና ኣብ ክልል ትግራይ ኣብ ኢሮብ ዝፍለጥ ዓይነት ምግቢ ግዕዝም ይብሃል፡፡ ግዕዝም ዓይነት ስጋ ኾይኑ መብዛሕትኡ ግዜ ኣብ ኢሮብ ዝፍለጥ ዓይነት ምግቢ እዩ፡፡

መፋለጢ ማለት ንዝኮነ እቶትካ እተፋልጠሉ ከይዲ እንትከውን እዚ ድማ ብዝተፈላለዩ መንገድታት ክኮን ይክእል:: ንኣብነት ብማሕበራዊ ሚድያ ዝተፈላለዩ መራከቢ ሓፋሻት ቴሌቭዥን ከም ሬድዮ ዝኣምሳሰሉን ይርከቡ፡፡

ንግዲ ምትዕድዳግን ክባሃል እንተሎ ኣብ ሞንጎ ሸያጥን ገዛእን ዘሎ ርክብ እንትከውን እዚ ድማ ብዝተፈላለዩ ሸቀጣት ክካየድ ይክእል። ንኣብነት ቡና እንተኣሊዒልና ንሸያጥን ንገዛኢ ቡና ክሸጠሉ እንተሎ ኣብዚ ዘሎ ከይዲ ንግዲ ይብሃል ።

ጫማ ካብ ዝተፈላለዩ ነገራት ክስራሕ ይኽእል፡፡ ኣብነት ነፀላ ጫማ እንተይልና መብዛሕትኡ ጊዜ ኣብ ገዛ ዝግበርን ኣብ ሙቐት ዘለዎ ቦታ ክኸውን ይኽእል ኣብ ሙቐት ጊዜ ዝግበርን እዩ፡፡ ብቆዳ ዝተሰርሐ ድፉን ጫማ እንተይልና ድማ ኣብ ቁሪ ግዘ ይግበር፡፡

ኣብ ሱፐርማርኬት ዝርከቡ ኣቑሑ ዝተፈላለዩ ብብሉፅ መልክዕ ዝርከበሉ አቑሑ ኮይኖም፣ ማለት ብብሉፅ ደረጃ፣ ንአብነት ዝተፈላለዩ ምግብታት ክህልዉ ይክእሉ እዮም፣ እሹግ ምግብታት ፣ዝተፈላለዩ ዓይነት ቸኮሌታት ክርከቡ ይኽእሉ ማለት እዩ።

ገዛን መንበርን እዩ። ዝብል ገዛ ካብቶም መሰረታዊ ድሌት ወድሰብ ዝበሃል ሓደ እንትከውን ንመፅለሊ ይኩን ንመዕረፊ ደቂ ሰባት እውን ይጠቅም፡፡ እዚ ገዛ ብዝተፈላለየ ዓይነት ክስራሕ ይክእል ኣብነት ብጎጆክኮን ገዛ ይክእል ብቆርቆሮ ክኸውን ይክእል፡፡

ሕ/ሰብን ስድራን ክባሃል ተሎ ስድራ ክፋል ሕ/ሰብ ኾይኑ እውን ብዙሓት ስድራ ተኣኪቦም ሕ/ሰብ ከምዝፈጥሩ። ኣባላት ስድራ እውን ኣባላት ስድራ ክባሃል ተሎ ናይ ስድራ ክፋል ኾይኖም ዝተፈላለዩ ነገራት ኣብ ስድረኦም ይገብሩ ማለት እዩ፡፡

መስተታት ዝተፈላለዩ ዓይነታትን ኣብነታትን ይህልዎ፡፡ ንኣብነት ቡና እንተኢልና ቡና ኣብ ከባቢናን ኣብ ዝተፈላሉ ከባቢታትን ከም መነቓቕሒ ከም መፃወቲ ወይ ድም ከም መፃወቲ ጋሻ ኮይኑ ከገልግል ይኽእል እዩ፡፡

ፖለቲካ ክበሃል ተሎ ናይ ሓደ ሃገር ጉዳይ ምምዳር ወይ ድማ ናይ መንግስታት ምምሕዳር ጉዳይ ዝገልፀልና እንትኸውን እዚ ድማ ኣብ መንጎ ሃገራትን ኣብ መንጎ መንግስታትን ባዓል ስልጣናትን ዘሎ ዝምድና ከጠናኽር ውን ይገብር፡፡

ንግድን ምትዕድዳግን-ንግድን ምትዕድዳግን ክንብል እንተለና ኣብ መንጎ ሸያጣይን ኣብ መንጎ ገዛእን ዘሎ ርክብ እንትኸውን ብዝተፈላለዩ ሸቐጣት ክካየድ ዝኽእል ዓይነት ንግዲ እዩ፡፡ ንኣብነት ብጫማ ብኽዳን ክካየድ ይከኣል፡፡ ንብኽዳን እንተይልና ዓዳጊ ንሸያጢ ክዳን እንትሸጠሉ ኣብዚ ዘሎ ርክብ ይገልፀልና፡፡

እፅዋት ወይ ተኽልታት ብተፈጥሮ ዝርከቡ ሃፍቲ ኾይኖም ንእንስሳት ይኹን ንሰባት ብዙሕ ጥቅሚ ዘለዎም እዮም። ንኣብነት ቡና እንተይልና ቡና ኣብ ኢትዮጵያ ካብ ዝቦቕሉ ተኽልታት ሓደ እዩ። እዚ ድማ ዝተፈላለዩ ጥቅምታት ዘለዎ ተኽሊ እዩ።

ተፈለጥቲ ሰባት ማለት ብዝተፈላለዩ ሕብረተሰብ ክኾን ይክእል ተፈለጥቲ ዝኾኑ ብሂወት ክህልውን ዘይክህልውን ይኽእሉ ብሂወት ዘለውን ክኾኑ ይኽእሉ። ኣብነት ካብቶም ብሂወት ዘየልዉ ግን ድማ ተፈለጥቲ ሰባት ዝኾኑ ጠቅላይ ሚኒስቴር መለስ ዜናዊ ክኾኑ ይኽእል።

ኣርክቴክቸርን ህንፃ ስራሕን ክንብል ከለና ኣርክቴክቸር ማለት ዝተፈላለዩ ስነ ጥበብ ክኾኑ ይኽእሉ ስነ ቅርፃ ቅርፂ ክኾኑ ይኽእሉ ነዚኦም ቅዲ ምውፃእ እንትኸውን ህንፃ ስራሕ ድማ ንዝተፈላለዩ ህንፃታት ገዛታት ቅድሚ ምስርሖም ዝወፅእ ቅርፂ እዩ፡፡

መፋለጢ ክባሃል ከሎ ሓደ ነገር ወይ ሓደ ኣቕሓ እተፋልጠሉ ከይዲ እንትኸውን እዚ ድማ ብዝተፈላለዩ ማሕበራዊ ሚድያታት ክኸውን ይክእል። ብዝተፈላለዩ እውን መራኸቢ ሓፋሻት እውን ይኽእል። ንኣብነት ብሬድዮ፣ ቴልቭዥን ብዝተፈላለዩ ነገራት እተፋልጠሉ ከይዲ እዩ።

ሃይማኖት ማለት ብውልቀ ስብ ክኮን ይክእል ብዝተፈላለዩ ማሕበረስብ ካብ ልቡ አቀቢሉ ዝአምነሉ እምነት እትኸዉን አብ ዓለምና ይኩን አብ ዝተፈላለየ ሃገራት ዝተፈላለዩ ዓይነት ሃይማኖት ክህሉ ይክእል። ንአብነት ሃይማኖት ክርስትና፣ ሃይማኖት እስልምና፣ ሂነዲዝም፣ ቡደሂዝም ና ጁዳይህዝም እዮም።

ናይ ገዛን በረኻን እንስሳ ክንበል እተለና ናይ ገዛ እንስስ ማለት ምስ ሰባት ተላሚዶም ዝነብሩ ዓይነታት እንስሳ እንትኾኑ ኣብነት ድሙ። ድሙ ዝተፈላለየ ጥቕምታት ኣለውዋ ኣናፁ ንምብራር ትጠቀም ። ናይ በረኻ እንስሳ ግን ምስ ሰባት ተላሚዶም ዘይነብሩን ግን ዝተፈላለዩ ጥቕምታት ዘለውዎምን ኣደጊ በረኻ፣ ጭላዳ ህበይ ክኾኑ ይኽእሉ።

ትምህርቲ መሰረተ ናይ ሂወት ሓደ ኮይኑ ዝተፈላለየ ፍልጠት ዝርከበሉን ዝተፈላለየ ጭቡጥ ዝኾነ ፍልጠት ብሳይንስ ዝተደገፈ ፍልጠት ትረኽበሉን ዓይነት ቦታ እዩ፡፡ እዚ ድማ ዝተፈላለዩ ዓይነታት ትምህርቲ ይርከብዎ፡፡

ስፖርት ኣካላዊ ምንቅስቓስ ወዲ ሰብ ኮይኑ ኣብነት ዝላ ክኾን ይኽእል፡፡ ዝላ ካብ ዓይነታት ስፖርት ሓደ ኾይኑ ስርዓት ምስትንፋስ ወይ ድማ ትርግታ ልቢ ክስተኻኸልን ስሩዕ ንኽኸውን ውን ይገብር ማለት እዩ፡፡

ስራሕ ማለት ሂወት መሰረት ኮይኑ ብዝተፈላለዩ ዓይነት ሞያ ክግለፅ ይክእል። ንኣብነት ፦መምህርነት እንተልና መምህር ንተማሃራይ ብዙሕ ፍልጠት ከጨብጥ ፣ብዙሕ ነገራት ከምህር፣ ፅቡቅ ዝኮነ ባህርያት ከትሕዝ ዓሊሙ ተማሂሩ ዘምህር ዓይነት ሞያ ዝሓዘ እዩ።

ባንዴራ ስንደቅ ዕላማ ሓንቲ ሃገር ኮይኑ ነታ ሃገር ወይ ክልል መግለፂ መንነት ወይ መለለይ መንነት ኮይኑ ከግልግል ይክእል። ንኣብነት ናይ ትግራይ ባንዴራ ቢጫን ቀይሕን እንትከውን ብጫ ቡሩህ ተስፋ የምልክት ቀይሕ ድማ መስዋእትነት የምልክት።

ናይ ገዛን ቢሮን ኣቕሑ ክንብል ከለና ናይ ገዛ ኣቕሑ ዝባሃሉ ኣብ ገዛ ዘገልግሎ እዮም። ንኣብነት ፃሕሊ እንተይልና ካብ ሸክላ ዝስራሕ ኾይኑ ንፀብሒ መስርሒ ንጥቀመሉ፡፡ ናይ ቢሮ ኣቕሑ ግን ኣብ ቢሮ ዘገልግሎ እዮም፡፡ ንኣብነት ከም ጠረጼዛ፣ ወንበር፣ ወረቓቕቲ ዝኣመሳሰሉን እዮም፡፡

ዜና ኣዉታር ክበሃል ከሎ ወቅታዊ ዝኾኑ ጉዳያት ወይ ድማ ዛዕባታት ዝቀርበሉ ከይዲ እንትኸዉን እዚ ድማ ብዝተፈላለዩ መራኸብቲ ሓፋት ክኸዉን ይኽእል እዩ፡፡ ንኣብነት ብሬድዮ፣ ብተሌቪዠን ፣ብሞባይል እዉን ክንሰምዖ ንኽእል ማለት እዩ።

መጋየፅን መመላክዕን ማለት ንሓደ ነገር ዝልዓለ መልክዕ ክህልዎ ወይ ድማ ካብቲ ዝነበሮ መልክዕ ቡቡሉፅ ደረጃ ዝገብሮ እንትከዉን ኣብነት ወርቂ እንተልዒልና ወርቂ እቲ ዝከበረ ባእታን እ ብዝተፈላለዩ መልክዕ ክስራሕ ይክእል እዩ ፡፡ ናይ ክሳድ ናይ እዝኒ ክከዉን ይክእል፡፡

መሰረታዊ ልምዓት ማለት ኣብ ሓንቲ ዓዲ ወይ ኣብ ሓደ ሃገር ዘሎ ልምዓት እንትኸውን ንኣብነት ከም ሆስፒታላት ክኾን ይኽእል፤ ቤት ትምህርታት ክኸውን ይኽእል። ሕዚ ቤት ትምህርቲ እንተይልና ፍልጠት ዝርከበሉ ቦታ እዩ። ፍልጠት ትቐስመሉ ብሳይንሳዊ ዝተደገፈ ቦታ እውን እዩ።

ሃይማኖት ማለት ብውልቀ ሰብ ይኹን ብማሕበረሰብ ካብ ልቦም ተቀቢሎም ዘምልክሉ እምነት እንትኸውን፣ እዚ ድማ ብዝተፈላለዩ ዓይነት ሃይማኖት ክርከብ ይኽእል። ንኣብነት ሃይማኖት ክርስትና፣ ሃይማኖት እስልምና ፣ቡዲህዝም ፣ ህንዲሂዝም እና ዱዳይዝም ክርከቡ ይኽእሉ።

ካብ መጋየፂ ንኣብነት ወርቂ ወርቂ እንተልዕልና ወርቂ ዝለዓለ ክባርን ብዝተፈላለዩ መንገዲ መጋየፂ ንክውዕል ተቀሪፁ ዝስራሕን ዓይነት ባእታ እውን እዩ፡፡ ንኣብነት ብናይ ኢድ ኮይኑ ብናይ ክሳድ፣ ብናይ እዝኒ እውን ኩትሻ ክስራሕ ይከአል፡፡

ሕብረተሰብን ስድራን ክበሃል እንተሎ ሕብረተሰብ ተጠርኒፎም ሓደ ዓዲ ማለት እዩ። ስድራ ድማ ክፋል ሕብረተሰብ ኮይኖም ፤ ዝተፈላለዩ ኣባላት ክህልውዎም ይኽእል። ንኣብነት ካብ አባላት ስድራ ኣቦ ክኾን ይኽእል ኣዶን እዚኦም ድማ ንስድረኦም ዝተፈላለየ ኣስተዋፅኦ ክህልዎም ይኽእል።

እስፖርት ማለት ምንቅስቃስ ማለት እንትከዉን ብዝተፈላለየ ኣበነት እስፖርት ኣለዉ፡፡ ንኣብነት ቮሊቮል እንተይልና ኣብ ሃገርና ቡዝሕ ኣፍልጦ የቡሉን ግን ኣብ ወፃኢ ሃገራት ወይ ካልኦት ሃገራት ዝለዓለ ኣፍልጦ ኣለዎ፡፡ ኣብ ብክልተ ጉጅለ ኮይንካ እዉን ይፅወት፡፡

መፃሓፍትን ጋዜጣን እንትባሃል ኮሎ መፃሓፍቲ ብዝተፈላለዩ ቃላት ቡዛሓት ቃላት ብዝሕ መልእክት ዝመሓላልፉ እንትኾን እዚ ድማ ብዝተፈላለዩ ልቤ ወለዳት ክቀርብ ይኽእል። ንኣብነት ኣብነት ዝብል ልቢ ወልድ ይህሉ ጋዜጣ ድማ ዝተፈላለዩ ሓድሽቲ ሓበሬታት እውን ክቀርበሉ ይኽእል።

ተፈጥሮን ኣከባብን ብተፈጥሮ ዝርከብ ሃፍቲ ሓደ ሃገር ኮይኑ ዝተፈላለዩ ረብሓታት ውን ክህልዎም ይኽእል። ንኣብነት እንስሳ ዘገዳም እንተሪእና ብተፈጥሮ ካብ ዝርከቡ ንከባቢ ንሓንቲ ሃገር ልዑል ሃፍቲ ዘምፅኡ ልዑል እቶት ክርክቡ ዝኽእሉ ዓይነት ተፈጥሮ እዮም።

ታሪክን ተፈጥሩን ማለት ደቂ ሰባት ኣብ ሂወቶም ዝሰርሕዎ ዝተፈላለዩ እ ታሪክ ክከዉን ይክእል። ተፈጥሮ ድማ ብተፈጥሮ ንረክቦ ሃፍቲ ሃገር ወይ ሃፍቲ ሓደ ዓዲ ክከዉን ይክእል፡፡ እዞም ነገራት ድማ ንቀፃሊ ከም መርኣያ ኮይኖም ከገልግሉ ይክእሉ፡፡

ጥበብ ባህልን ክበሃል እንተሎ ጥበብ አብ ሓደ መነባብሮ ዝርከብ ብልሓት ወይ ዝማሃዝ ብልሓት እንትኾን ባህሊ ድማ ናይ ሓደ ሕብረተስብ መግለፂ መንነት እዩ። አብነት ብምግቢ ዝፍለጥ ምግቢ ክህሉ ይክእል አዩ። አክሱም ብሕልበት ትፍለጥ ዓዲ እያ።

መስተታት ማለት ብመልክዕ ዝስተ ወይ ብመልክዕ መስተ ናብ ሰውነትና ዝኣቱ ዓውደ ኣካላት ኮይኖም ንኣብነት ማይ እንተይልና ማይ ኣብ ዝበዝሐ ክፋል ሰውነትና ብማይ ዝተሸፈነ እዩ፡፡ ብምቕፃል ውን ማይ ንዝተፈላለዩ ረብሓ ክበና ዝኽእል ዓይነት መስተ እዩ፡፡

ኣቁሑ ስፖርማርኬት ክባሃል ከሎ ካብ ስሩዕ ዕዳጋን ካብ ትሕት ትሕት ዝበሉ ዝተፈላለዩ ድኳናትን ብዝለዓለ ደረጃ ዝቀርበሉ አንትኮውን ንኣብነት ሻምቦ ክነልዕል ንክእል። ሻምቦ ናይ ኣወዳት ሻምቦ ክኮን ፣ይክእል ናይ ኣጓላት ሻምቦ ክኮን ይክአል፥ ከምዚ ገይሮም ክቀርቡሉ ዝክእሉ እዮም።

ንግድን ምትዕድዳግን ክንብል እንተለና ንግዲ እቲ ኣብ ሞንጎ ሸያጥን ዓዳግን ዘሎ ከይዲ እንትኾን ምትዕድዳግ ድማ ዝተፈላለዩ ኣቑሑ ክኾን ይኽእል ።ከም ኣብነት ሞባይል እንተልዒልና ሓደ ነጋዳይ ንዝኾነ ገዛኢ ዝኾነት ሞባይል ክሸጠሉ እንተሎ እዚ ርክብ እዚ ንግዲ ይባሃል።

ፖለቲካ ማለት ምምሕዳር ሃገራዊ ጉዳይ ወይ ምምሕዳር መንግስታዊ ጉዳይ ወይ ናይ መንግስቲ ጉዳይ ኮይኑ ኣብ መንጎ በዓል ስልጠናት ወይ ድማ ኣብ መንጎ መንግስትታት ዘሎ ርክብ ዘለዎ ከይዲ ወይ ድማ ዘጠናከረ ዓይነት ከይዲ እዩ፡፡

ጉዕዞን ቱሪዙምን ስደትን ክንብል እንተለና ንኣብነት ቱሪዙም ክባሃል እንተሎ ካብ ዓድኻ ናብ ካሊእ ዓዲ ዝኾነ ሓበሬታ ንምርካብ ክኾን ይኽእል። ዝለዓለ ፍልጠት ንምርካብ እውን ክኾን ይኽእል፤ እትገብሮ ጉዕዞ እንትኾን ድማ ብዝተፈላለዩ ድማ ክኾን ትገብሮ ጉዕዞ ማለት እዩ።

ምግብታት ብመልክዕ ብልዒ ወይ መስተ እንረክቦም ዓውደ አካላት ኮይኖም ዝተፈላለዩ ጥቅሚ ዘለዎም እውን እዮም። ንኣብነት ካብ ምግብታት ሽሮ እንተኢልና ሽሮ ካብ ዝተፈላለዩ ጥረ ነገራት ዝስራሕን እቶም ጥረ ነገራት እውን ንሰውነትና ሃናፅቲ ዝተፈላለዩ ጥቅምታት ዘለዎምን ክኾኑ ይክእሉ።

ማሽናት ካብቶም ተክኖሎጂ ውፅኢታት ዝባሃሉ ሓደ እንትኸውን ስራሕና ንምስላጥ ይኩን ስራሕና ብቀሊሉ ንምስራሕ ካብ ዝጠቅሙ ሓደ እዩ፡፡ ንኣብነት መሕፀቢ ክዳን እንተወሲድና ክዳን ብቡዙሕ ጉልበትን ኣብ ቡዙሕ ግዜን ካብ እንውድኦ ማሽን ተጠቂምና ዝለዓለ ውፅኢት ክነርክብ ንክእል፡፡

እስፖርት ማለት ዓይነት ምንቅስቃስ እንትከውን ዝተፈላለየ መንገዲ ክቀርብ ይክእል ንኣብነት ኩዕሶ እግር እንተይልና ዓይነት እስፖርት እዩ ኣብ መንጎ ክልተ ጉጅለታት እውን ክካይድ ይክእል ሓደ ጉጀለ ዓሰርተ ሓደ ኣፍተ ሓደ እውን ጉጅለ እውን ከምኡ ስለዚ ኩዕሾ እግሪ ዓይነት እስፖርት ክከውን ይክእል።

ጥበብን ባህልን ክበሃል እንተሎ ናይ ሓደ ሕብረተሰብ ወይ ድማ ናይ ሓደ ሃገር መለለዪ መግለፂ መንንነት እንትኸውን ብዝተፈላለዩ ምህዞታት ዝካየድ እዩ፡፡ ንኣብነት ጥበብ እንትንብ ከለና ኣብ ከተማ ኣኽሱም ዝርከብ ሓወልቲ ኣኽሱም ን ከተማ ኣኽሱም መለለዪ ኮይኑ የገልግል፡፡

ትምህርቲ ዓሚቕ ፍልጠት ትረኽበሉን ትጭብጠሉን ትቐስመሉን ዓይነት ቦታ ኮይኑ መሠረት ሂወት ወዲ ሰብ እዩ፡፡ ኩሎም ስራሕቲ ብዘይ ትምህርቲ ኣይከናወኑን ኩሎም ስራሕቲ ምስ ትምህርቲ ይምዕብሉ፡፡ ስለዚ ትምህርቲ ዝተፈላለዩ ጥቕምታት ኣለውዎ፡፡

ቤት ምግብን መስተን ክበሃል እንተሎ ምግብን መስተን ዝቀርበሉ ኾይኑ ብባህላዊ እውን ክኾን ይኸእል ብዘመናዊ እውን ክኾን ይክእል ። ንኣብነት ብባህላዊ እንተለና ምግቢ ብዝተፈላዩ ምግብታት ባህላዊ ምግብታት ዝቀርበሉ ናይ ስጋ ዓይነታት መስተ ክንብል እንተለና ድማ ዝተፈላዩ ሜስ ክኾን ይኽእል እቲ መስተ እቲ ዝመሳሰ

መጋየፂ ማለት ንዝኮነ ነገር ዝለዓለ መልክዕ ንክህልዎ ወይ ድማ ካብቲ ዝነበሮ መልክዕ ዝበለፀ ዝገብር ዓይነት መልክዕ ኮይኑ ደቂ አንስትዮ ይኩን አዴታትና ብዝተፈላለዮ መልክዕ ይጥቀምሉ ንአብነት ሒና፣ ሳስላ ከንገልፀ ከለና እዚኦም ዓይነት መጋየፂ እዮም።

ኣርክቴክቸርን ህንፃ ስራሕን ክበሃል እንተሎ ኣርክቴክቸር ማለት ናይ ዝኾነ ስነ ጥበብ ክኸውን ይኽእል ቅርፃ ቕርፂ፣ ዲዛይን ወይ ቅዲ ተውፅአሉ ኣገባብ እንትኾን ህንፃ ስራሕ ድማ ናይ ዝኾነ ህንፃ ወይ ገዛ ቅድሚ ምስርሑ ተውፀሉ ቅዲ ማለት እዩ፡፡

ስፖርት ማለት ምንቅስቃስ እንትኸዉን ደቂ ሰባት እዉን ጥዕነኦም ንክሕልዉ ዝልዓለ አስተዋፅኦ አለዎ። ንአብነት ኩዕሶ እግሪ እንቴልና ኩዕሶ እግሪ ብ ክልተ ጉጅለ ዝጭወትን አብ ሓደ ጉጅለ ዓሰርተ ሓደ ኣባላት ዘለውዎን ዓይነት ስፖርት እዩ።

ሱፐርማርኬት ሓቕሑ ማለት ካብ ስሩዕ ዝኾኑ ዕዳጋን ካብ ትሕት ዝበሉ ድንኳንን ዝላዓሉ ብፅሬት ይኹን ብደረጃ ዝላዓሉ እንትኾኑ ብዙሕ ኣቕሑታት ክሕዙ ይኽእሉ፡፡ ንኣብነት ሻምፖ ክኾን ይኽእል ሳሙና ፣ሳሙና ድማ ናይ ገፅ ናይ ነብሲ ክኸውን ውን ይኽእል እዩ፡፡

ሃይማኖት ማለት ሓደ ወዲሰብ ብባዕሉ ኣሚኑ ዝተቀቦሎ እምነት እንትከውን ኣብ ዓለም ይኩን ኣብ ሃገርና ዝተፈላለዩ ዓይነት ሃይማኖታት ክርከቡ ይክእሉ ።ንኣብነት፦ ሂንዲዝም ፣ ቡዲሂዝም ክንሪኢ ከለና፣ ኣብ ህንዲ ካብ ዝፈለጡ ሃይማኖት ሓደ እዮም።

መስተታት ክበሃል እንተሎ ብመልክዕ መስተ ናብ ሰውነትና ዝኣቱ ክኸውን ኣብነት ሻሂ እንተይለና ሻሂ ኣብ መብዛሕቲኡ ቦታታት ከም መዘናግዒ ኮይኑ ከገልግል ይኽእል፡፡ ከም መነቓቕሒ እውን ኮይኑ ካብ ዘገልግሉ ዓይነት መስተ ሓደ እዩ፡፡

ትራንስፖርትን ተሽከርከርትን ብባህላውን ብዘመናውን ክቐርቡ ዝኽእሉ እንትኾኑ ካብ ባህላዊ ተጠቒስና ንኣብነት ጋሪ ኣሎ ጋሪ ብዙሕ መንገዲ ብእግርና ተጓዒዝና ዝኸድ ብጋሪ ብፈረስ ዝተታሓሓዘ ማለት እዩ ብኡ ገይርና ጊዜናን ጉልበትናን ንቑጥብ፡፡

መጋየፂ ማለት ንዝኾነ ነገር መልክዕ ዝውስኽ ወይ ድማ ካብቲ ዝነበሮ መልክዕ ዝበልፀ ክገብር ዝኽእል ዓይነት መልክዕ ኮይኑ ኣዴታትና ይኹን ሓደ ሓደ ደቂኣንስትዮ ዝጥቀማሉ እዩ፡፡ ንኣብነት ሒና ወይ ሳስላ ክኸውን ይኽእል፡፡

ጫማ እግሪ ወድሰብ ዝገብሮ ወይ ዝዓጥቆ ኮይኑ ካብ ዝተፈላለዩ ነገራት ይስራሕ። ንኣብነት ካብ ቆርበት ፕላስቲክ ዝኣመሳሰሉ ነገራት ይስራሕ ።ጫማ ንዝተፈላለዩ ሕማቕ ነገር ንከይወግኣና ጠራሙዝ ፣መርፍእ፣ ዕሾክ ከይወግኣና ይከላኸል ።

እፅዋት ማለት ብተፈጥሮ ንረክቦም ሃፍቲ ሃገር ኮይኖም ኣብነት ፅሕዲ ክንወስድ ንኽእል ፅሕዲ ካብ ዘይዓንበብቲ ተኽልታት ሓደ ኮይኑ ፅሕዲ ንዝተፈላለዩ መልክዕ ከባቢ ዝተፈላለዩ ድምቀት ከባቢ ኮይኑ ከገልገል ይኽእል።

ጫማ እግሪ ወዲ ሰብ ዝገብሮ ኮይኑ ካብ ዝተፈላለዩ ነገራት ክስራሕ ይኽእል ፡፡ ንኣብነት ካብ ቆርበት ካብ ፕላስቲ ካብ ጉማ ክስራሕ ይኽእል። እዚ ጫማ ዝተፈላለዩ ነገራት ንከይወግአና ዕሾክ ክኾን ይኽእል፣ ጥርሙዝ ክኾን ይኽእል ከይወግአና ይከላኸል፡፡

ፀጉሪ ኣብደቂ ኣንስትዮ ይኩን ኣብ ደቂ ተባዕትዮ ዝበቁል ተፈጥራኣዊ ዉህብቶ ኮይኑ በዝተፋላለየ መልክዑ ክርከብ ይክእል፡፡ ኣብነት ነዊሕ ፀጉር ኣሎ ሓፂር ፀጉር እዉን ኣሎ። እዚ ድማ ብዝተፋላለየ መንገዲ ክስራሕ ይክእል፡፡

ኤሌትሮኒክስ ማለት ብዝለዓለ ቴክኖሉጅያዊ ውፅኢት ዝማዕበለ ብሳይንሳዊ ዝተደገፈ መንገድን ዝተሰርሐን ኣቅሓ እንትከዉን፡፡ ኣብነት እንተሪእና ማሽን ናይ ቡና ማሽን ናይ ቡና ካብ ብኢድና ጉልበትናን ግዜናን ኣባኪና ኢና ንዎቅጥ ብማሽን ተጠቂምና ግዜና ንቁጥብ ፡፡

ናይ ገዛን በረካን እንስሳት ማለት ናይ ገዛ እንስሳ ማለት ምስ ሰባት ተላሚዶም ኣብ ገዛ ዝነብሩ እንትኮኑ፣ ኣብነት፦ ከልቢ እንተ ኢልና፦ ከልቢ ካብ ዝተፈላለዩ ሌባ ክሕልወና ይክእል። ናይ በረካ እንስሳ ግን ምስ ሰባት ተላሚዶም ዘይነብሩን ግን ድማ ክንደይ ጥቅሚ ዘለዎም እዮም ። ንኣብነት ንቱሪዙም ክጠቅሙ ይክእሉ ማለት እዩ።

መሰረታዊ ግልጋሎት ክበሃል እንተሎ ደቂ ሰባት ብመሰረት ክግልገልዎም ዝክእሉ ነገራት እንትኮኑ ንኣብነት፦ ከም ማይ ግልጋሎት ክንወስድ ንክእል ኢና። ማይ ንደቂ ሰባት ይኩን ንዝተፈላለየ ሕብረተሰብ ዓብዩ ጥቅሚ ዘለዎ ዝተፈላለየ ጥቅሚ ዘለዎን እዩ።

ቤት ምግብን መስተን ማለት ምግብን መስተን ዝቅረበሉ ቦታ ኮይኑ ዝተፈላለዩ ምግብታት ክኾን ይኽእል፣ ዝተፈላለዩ መስተታት ክኾን ይኽእል። ንኣብነት ፦ካብ ምግቢ ሽሮ ክኾን ይኽእል ሽሮ ሓደ ኮይኑ ካብ ዝተፈላለዩ ንጥረ-ነገራት ክስራሕ ፣ ካብ መስተ ድማ ቡና ክኾን ይኽእል ማለት እዩ።

ኣትክልትን ኣሕምልትን ካብ ዝበሃሉ ኣብነት ፦ ስላጣ እንተሊዕልና ስላጣ ንወዲሰብ ጥዕና ሕማም ተኸላኸልቲ ካብ ዝበሃሉ ሓደ ኸይኑ መሊሱ ድማ ኣብ ከባቢ ዘለዎ ኣስተዋፅኦ ሉዑል እዩ። ከም ንፁህ ኣየር ካብ ምህላው ዓብዩ ግደ እውን ኣለዎ።

ተፈጥሮን ኣብ ከበቢ፦ ከባቢ ዝተፈላለዩ ተፈጥሮኣውን ኢ-ተፈጥሮኣውን ዝሓዘ ኮይኑ ካብቶም ተፈጥሮኣዊ ዝበሃሉ ተክሊታት፣ እንስሳት፣ ደቂ ሰባትን ኣጠቃሊሉ ዝሓዘን እዩ። ብተፈጥሮ ዝርከቡ ነገራት ንከባቢ ድምቀትን ዕብየት ልምዓት ንክህሉ ይገብሩ ፡፡

መፃሕፍትን ጋዜጣን ክበሃል ከሎ መፅሓፍ ማለት ቡዙሓት ቃላት ቡዝሕ ሓሳብ ዝፀሓፈሉ ዓይነት መፅሓፍ እንትኮን ዝተፈላለዩ ኣብነታት እዉን ይርከብዎም፡፡ ከም ልበወለድ ዘኣመሳሰሉን እዮም፡፡ ጋዜጣ ድማ ብዙሕ ሓበሬታታት ሓደሽቲ ሓበሬታታት ክርከብዎም ይክእል፡፡

ናይ ገዛን በረኻን እንስሳት ማለት ናይ ገዛ ምስ ሰባት ተላሚዶም ኣብ ገዛ ዝነብሩ እንስሳት እንትኾኑ ኣብነት ደርሆ ደርሆ ዝተፈላለዩ ጥቅሚ ኣለዋ። ኣብነት እንቋቁሖ ንምዉዳቅ ንስጋ ኾይና እውን ክተገልግል ትክእል። ናይ በረኻ እንስሳት ግን ምስ ደቂ ሰባት ዘይተላመዱ ወይ ድማ ኣብ በረኻ ዝነብሩ እንትኾኑ ኣብነት ጭላዳህበይ ዋልያ እዚኦም ከኣ ንምጉብናይ ዝተፈላለዩ ቱሪዝም ይጠቅሙ።

ሕርሻን ግብርናን ክባሃል እንቶሎ ዝተፈላለየ ዝርኣቲ ክትዘርእሉ እትክእልን ዝተፈላላዩ እንስሳት ክተራበሐሉ ትክእል ከይዲ እንትከውን ኣብነት ካብ እንስሳት ላሕሚ ክኮን ይክእል ላሕሚ እንስሳ ዘቤት ኮይና ናዓዓ ኣፈሪካ ዝተፈላለዩ ፀባ ትረክበሉ ውፅኢት ክትርከብ ትክእል።

ንግድን ምትዕድዳግን ኣብ ሞንጎ ሸያጥን ገዛእን ዝህሉ ርክብ ኮይኑ ብዝተፈላለዩ ነገራት ወይ ብዝተፈላለዩ ሸቀጣት ክካየድ ይክእል። ንኣብነት፦ ብሽኮር እንቴልና ብሽኮር ኣቢሎም ንግዲ ከካይዱ ይኽእሉ ። እዚ ድማ ማሕበራዊ ርክብ የጠንክር።

ቤት ምግብን መስተን ክበሃል እንተሎ ዝተፈላለዩ ምግብታትን ዝተፈላለዩ ዓይነታት መስተታትን ዝቀርበሉ ቦታ እትከውን እዚ ድማ ብዙሓት ዓይነት ኣብነት ክህልዎ ይክእል ። ካብ ኣብነት ምግቢ ድማ ሽሮ ሽሮ ሓደ ኮይኑ ነገራት ካብ ዝተፈላለዩ ንጥረ-ነገራት ዝስራሕ መስተ ድማ ቡና ክነልዕል ንክእል።

ጥበብን ባህልን ክባሃል ከሎ ጥበብ ማለት ካብ ሓደ መነባብሮ ዝመፅእ ወይ ድማ ዝመሃዝ ብልሓት ሓደ ነገር እንትከውን ባህሊ ድማ መግለፂ ወይ መለለዪ ሓንቲ ዓዲ ወይ ሓደ ሕብረተሰብ ኮይኑ ከገልግል ይክእል እዩ፡፡ ንኣብነት ሓወልቲ ኣክሱም እንተልና ከም ምጥቃስ ይካኣል፡፡

ተፈጥሮ አከባብን ክንብል ከለና አብነት፡- ተክሊታት ብተፈጥሮ ዝርከቡ ሃፍቲ ሃገር እንትኾኑ ዝተፈላለዩ ጥቅሚታት እውን አለዎም፡፡ ንመድሓኒት ከገልግሉ ይኸእሉ፡፡ ፅሩይ ዝኮነ አየር እውን ክስሕቡ ይኸእሉ፡፡ ካብኡ ንኸባቢ እውን ድምቀት ክኾኑ ይክእሉ፡፡

ቤት ምግብን መስተን ክባሃል ተሎ ንምግብታት ወይ መስተታት ዝቀርበሉ ቦታ ኮይኑ ዝተፈላለየ ዓይነት ምግብ ክኮን ይክእል ንኣብነት ሽሮ እንተልዕልና ሽሮ ሓደ ኮይኑ ግን ብዝተፈላለየ ብጥረ ነገራት ዝስራሕ እዩ። ካብ መስተ ድማ ቡና እንተልዕልና ቡና ኣብ ሃገርና ይኩን ኣብ ክልልና ብዝተፈላለየ ደረጃ ዝቀርብ እዩ።

ተፈጥሮን ኣካባቢን ክብሃል እንተሎ ኣብነት ተክልታት ተገሊፅና ተክልታት ብተፈጥሮ ዝርከቡ ሃፍቲ እዮም። ንደቂ ሰባት ይኩን ንእንስሳታት ኣዝዮም ጠቀምቲ እዮም። ምክንያቱ ፁሩይ ኦክስጂን ይስሕቡ ዝተፈላለዩ መፅለሊ ኮይኖም ንእንስሳ ከገልግሉ ይክእሉ፤ ንደቂ ሰባት'ውን ከም መድሃኒት ኮይኖም ከገልግሉ ይክእሉ።